ብሰወሳኺ ኻሊ ናይ ሚኪና መሸጢ ቦታ ክኸቡን እዩ ተሓስኡ ዘሎ ኣውስኻ እዙይ ሰዓታት ሓደ ኣ ማይወይኒ ቤየ ትምህርቲ በዕሎ።

ካብ ናይ ህዝቢ ኣገልግሎት ሓደ ዝኾነ ናይ መጕዓዚያ ኣገልግሎት ይኸውን። ናይ መጎዓዝያ ኣቕርቦት ዘሎ አብ ዓዲና ደሞ ኽብድ ብጣዕሚ ኽብድ ዝበለ እዩ። ንምንታይ ሕፅረት ነዳዲ ስለ ዘሎ።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

ካብዞም ናይ ገዛ ኣቕሑ ነጋዴታት ሓደ ዝኾነ ኣብ ዕዳጋ ዓደሓቂ ማኣኸል ዕዳጋ ዓደሓቂ ኸተማ ዝርከብ ስሙዶ እሞ መኒበሃል ክነግረኩም እየ።

ናይ ውጭ ነግዲ ቢሮታት እንታይ ማለቱውን ንእሽተይውን ክርድእንን ኣይከኣልን ክናገር ተበርፉ ይጠፍአንኣሎ ንምንታይ ቢሮታት እንትበሃልንተሎ ዝና ኢድ ቢሮ ድዩ ወይስ ዝና መንግሥቲ ቢሮ ወይስ ና ውጭ ቢሮ እዩ ምንም ክርድእን የኸኣልን።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

ናይ ጸባ ምህርቲይ ሱቃት ዝበዝሕሉ ምክንያት ብ ናይ ጸባ ዘለዉ ጥቕሚ ምክንያት እዩ። ጸባ ብዙኅ ዓይነት ጥቕሚ እንትሕዝ ኻብኦም ውሽጢ ዶሞ ከም ዝቐድሚ ኸዚ ዝገለጽኽዎ እዩ።

ሪልስቴት ሰብ ናብ ገዛ ምንባር ጥራሕ ዘይኾንስ በዝሕ ሕዝቢ ኣብዚ ሕዚ እንርእዮ ዘለና ጊዜ በዝሕ ህዝቢ ዘለዎ ጊዜ እንትኸውን እሱ ነገር ድማ ንምድሃን ዝጠቅም እዩ። ንምንታይ ኣብ ሓደ ዓብይ ፎቕ ብዙኅ ሰብ ምስትእንጋድ ማለት እዩ።

ከከከከብቕጻ ልኣክል ካብዞም ኣብ ከትማ መቐለ መይኪና መሰጢ ክህልዩ እዮም ተብሂሎም ልሕ ሰዉ ቦታታት ኣለዉ ተቛም ሓደደ እሞ ኣብ ማእኸል ከትማ ቐድማዊያነ ይረክዉ።

ዳ ጸባ ዝኾኑ ሹቃት ቡዝሓት እንተኾኑ መብዛሕቲኦም ድማ ኣብ ገጠር ዓይነት ይርክቡ። መብዙሓትኡ ኽትርኢ ተለኻ ድማ ከም ዳ ሥላሰ፣ ዳ ስላሴ ዓስርተ ሽዉዓት

ካብዞም ኣብ ሪሊስተት ዝነውሩ ሰባቲ ሓደ ኣኮይ እንትኸውን ብስሙዶ እሞ ገርሀ ይበሃል ገርሀ ናፋዘረይ ሓዉ እንትኸውን ወይ ንዶእማ ኣክወይ እንትኸውን ዝሰብሱ ብዛዕባ ሪሊስተት ክነግረኒ እንተሎ ፍሪግ ዝበለ ገዛ ማለት እዩ።

ካብ ናይ ሕዝቢ ኣግልግሎት ንእሽተይን ምንጋሩዝትቢ ዝበለ ኣብ ናይ ጶልስ ለሎቐርቦት ይኸውን ኣዕ ድና ኸምዝስፍለጥ ብዙኅ ዓይነት ገብናት ይፍጸ ብናይ ሕዝቢ ኣግርግሎት ቐረብ ስለ ዝውሓደ

ናይ ፀባ ምህርቲ ሱቓት ዝኾነ ሓደ እንዳ ገብረዝጊ ዳፀባ ይበሃል። እቲ ዳፀባ ንሱ ብምንታይ ይፍለጥ ብፀብኡ ዘይኮነስ ብምህርትኡ ምህርትኡ ደሞ ፍሉጥ ዝኾነ ርጎኦ ፍልይ ዝበለ ድማ።

ብተወሳኽዶእሞ መኪና መሸጢ ቦታ ተባሂሉ ልሓሰምን ቐጻሊ ኻልዖትቶ እሞ ተወሰኑ ቦታታት ኣለዉ ካቛም ውሽጢ ሓደ መስከረም ሕስቢታል ጐኑ ዘርከብሓትኒ የንጻ እዩ::

ሪልስቴት ንሕዝቢ ሓገዝ ኮይኑ ልመፅእ እንትከውን መብዝሕቲኡ ዶሞ ኣርባዓተ ሚኢቲ ሽሕ ወይ ደሞ ፍርቂ ወይ ርብዒሕ ከፊልካ ቀስ ቀስ ናበልካ በብወርሒ ወይ ደሞ በብዓመት ዝኽፈል ዝኸወን እዩ።

ናይ ውጭ ንግዲ ቢሩታት ኣብ ዓድና ብኣጓቡ ይሶሕሕለው እዮም እውን ማል ጥዓምን እሽተይ ኽበድ ይብሊ ንምንታይ እስከ ዓኻ ዝካብዝ ናይ ውጭ ንግዲ ቢሩታት ዘለዉ ሓንቲ ዓይነት መፍትሕን ቁም ነገርን ክንሪድ ስለ ዘይኽኣልኒ።

ብተወሳኺውን ካብዞም ናይ ገዛኣቁሑ ነጋዲታት ዝበሃሉ ነጋዲታት ጥራሕዘይኾነስ ዝንግዲ ዝርከበሉ ቦታ ሓደ ማኣኸል ዕደጋ ከተማመቐለ ዝኾነ ዓዲ ሓውሲ ይበሃል።

ትግራይ ቲፊ እና ድምፂ ውያነ ከም ዝገለጹዎ ዋላ ሓንቲ ናይ ሕዝቢ ኣገርግሎታት ቀም ዘይተፈትሑን ብፍትሑን ኸቢድ ምዃኖም ተገሊጹ።

ብተወሳኺ ኻብዞም ናይ ሕዝቢ ኣገልግልዎት ዝኾነ ሓደ ናይ ኤሌክትሪኽ ኣገልግሎት እዩ። ናይ ኤሌክትሪኽ ኣገልግሎት ከም ዝንፈልጦ ኣብ ከተማና መቀለ ወይንዶ እሞ ኣብ ክልልና ትግራይ ብምቊሩራጽ ዩዝፍለጥ።

ቃብ ናይ ሕዝቢ ኣገርግሎት ሓደ ዝኾነ ናይ ቀበለይ ኣግርግሎት ይኮዉን ናይ ቀበልይ ኣግርግሎትዶሞ ብጥዓሚ ኸቢድ ንምንጋሩ ብጥዓሚ ኸቢድ ንምትግላጹ ብጥዓሚ ኸቢድ ብዝኾነ ኣካይዳ ይ ካይት ኣለእዓድና።

ካብ ናይ ሕዝቢኣ ኣገልግሎትሕሓደ ዝኸውኑ ድማ ናይ ኤሌክትሪክ ኣገልግሎትና ናይ ማይቕ ጻረብ ኣገልግሎት ይኾኑ እዚኦምዶሞ ብልለጸ ኣፍሊእትንቲ ነቢለ ኣይ ከገልጾ እያ።

ዝናይ ገዛ ኣቕሑ ነጋዲታት ኲልጣት ከም ዝቕገለጽዎ ቕድሚኸጺ ታሓድጕዳዕሖ ወይ ዶማ ዳምኂራ ዳቕሕ ታሉ ይፍለጥ ዝዳቕሑሱ ብምንታይ ይፍለጥ ቴልኹም ሓደ ብዕድመ ዝዳቕሑሱ እንተይ ዓማዊል ጥረ ዳቕሓ እዩ።

ኣነ ብልጽምንጋር ተደልኹም ብናይ ተደልኹም በቦይ ተደሊኹም ብሓፍትናይ ክምኣሕለልኩም ማለት እዩ ታይ ማለት እዩ ናብ ውጭ ንእግዲ ዝከዓ ኸዚ ምኑን ክርድአእን የኻለ ንምርዳኣውለ ጠዓም ኢልኸብድ።

ናይ ጸባ ምህርቲ ዝኾኑ ሹቓት ኣብ ከተማታት መቐለ ብዙኃት ዓይነት ናይ ጸባ ዝኾኑ ሹቓት ኣለዉ ካብኦም ውሽጢዶ ደሞ መሠረት ዳጸባ ኣይበሃል።

ካብ ናይ ሕዝቢ ኣገልግሎት ሓደ ዝኾነ ቅድሚ ኸዚ ከም ዝገለጽኽዎ ናይ መጋእዝይ ኣገልግሎት ይኸቡን ናይ መጎዓ እዚ ኣገልግሎት ኣብ ከተማ መቐለና ኣብ ክልል ትግራይ እና ኣብ ምሉ ኢቲጴያ ዘሎ ኽብ ዝለ ኣይኸውን ንምንታይ ኣብ መንግሥቲ ጭግሪ ስለ ዘልና።

ስሞም ንምዝርዛር ዝኣክል ካብዞም ናይ ኣቕሑ ነጋዴታት ዝኾኑ ሓደ ሓበን ይበሃል፡፡ ኻልኣይ ደሞ ሃፍቶም ፣ሳልሳይ ይብራህ ፣ራብዓይ ደሱ፡፡

ዳ ኤደን ዳጸባ ብኤደን ዳጸባ ናይ ጸባ መህርቲይ ሱቓት እንትኸውን ጽፍፍ ልበለ ጽሪይ ልበለ መዓልቱ ልሓለየ ወይ ደሞ ደስ ብሃሊ ዝኾነ ጸባ ዝሓዘ ቦታይ እዩ።

ብተውሳኺ ድማ ዳኣቕሑት ልክዕከም ዓሠር ሸዉዓተ ብፍሉጥ ወይ ድሞ ብብልጽ ልበለ ኣብ ቐዳማይወያነ ይርከብ ኣብ ቐዳማይወያነ ልዕሊ ዒስራ ወይ ሳላሳ ዝኾኑ ዳኣቕሑት የርከቡ

ኣብ ከተማማታት መቐለ ዝተፈላሊ ዓይንታት ዊልስተየትዋልእኳ እንተሃለዉ ብመንግሥቲ ፍቓድ ዘይረኸዉ ዝቃዕኸእዚ ኣብ ምጥያቕ ይርከ መዙኃትዮም ደማ ንናይ መንግሥቲ እትካላት ምበይስ ንናይ ግሊ ኣይጅሙሩ።

ኣብ ከተማ መቀለ ዝተፈላለዮ ዓይነት ናይ መኪና መሸጢ ቦታታት ኣለዉ። ካብዞም ናይ መሸጢ ቦታታት ሓደ ዝኾነ ኣብ ከተማ መቀለ ዝርከብ ኖታ ይበሃል። ኖታ ማለት ዶሞ ዝተፈላለዩ ዓይነት ናይ ቢዋይዲ መሸጢ መካይን እዩ።

ቕድሚ ኸዚይ ኸምዝዝገለጽኽዎ ካብ ናይ ሕዝቢ ኣገርግሎት ሓደ ዝኾነ ትምህርቲ ቤት የኸዉን ትምህርቲ ቤት ኸምዝንፈጦ ኣብ ከተማ መቐረ ዝዕሊ ሓምሳ ዝኾነ ትምቱይታት ኣለዉ ካኡሙውሽትን ምግላጽ ሓደ ሻባ ክበልጅውኖ እሞ ሻባ ቤይ ትምህርቲ ይበሃል።

ብተወሳኸ ድማ ኻሊእ ናይ መኪና መሸጢ ቦታ ዝኾነ ኣብ ከባብ ዓሠሸምመንተ እንትርክብ ፊትንፊት ሻዋ ወይደሞ ፊትንፊት መስከረም ሓስቢዳል ወይዶሞ ጐኒ ሻዋ ዘርከ እየ።

ናይ ገዛእሑ ነጋዲታት ናይ ገዛእሖ ነጋቲተት ልኾኑ ኣደ ፍሉጥ ልኾነ ኣብ ዓሠር ሸዉዓተ ዝርክ ዳዕሑ ሎ ዝደእሖ ሱዶ እሞ ዳ ምኂራ ዳቕሑ ወይደእሞ ዳህ ሃድጉ ኣይበሃል እሱ ፍሉጥ ዝኾነ ንዓሠር ሽዉዓተ ዳእሖ እዩ።

ኣነ ኸም ግለይ ናይ ውጭንግዝቢሮ እንታይ ማለት ምዃኑ እስከዕ ሕዚ ይፈለጥኹን ዝሕቶን ዋዕሉ እንትርእዮ እንታይ ማለት እዩ ኢለ ሕርእሰይ ኣምጭ ናእና ንምንጋር ኣብምሕሳምን በይስ እንታይ ማለት መዃኑ ምንምክርድአኒ ኣይኸኣልን ።

ሬሊስቴት መብዛሕቲኡ ጊዜ ሕዝቢና ጠቓሚ ገይሩ ስለዘይሓስቦ ኣብ ምስታፍ የለን ግን ብሓቂ እንትንከውድ ሬሊስቴት ማለት ካብ ብወርሓዊ ክፍሊት ዓሠርተ ሽሕ ናኸፈልኻ ዓሠርተ ሽሕ ናከፈልካ ብምዕቋር ገዛ ምርካብ ማለት እዩ።

ካብዞም ናይ ውጭ ንግዲ ቢሮታት ሓደን ሓደን ዝኾነ ኣብ ማእከል ከተማ መቐለ ዝርከብ ሓደ ካብ ዓሠርተ ትሽዓንተ ቴስዓንክልተን ተጀሚሩ እስካብ ኽልተሽሕን ዓሠርተ ሸሞንትን ብናይ ኢትዮጲያ ኣቆፃፅራ እስካዕ ኸዚ ዘሎ ሓደን ሓደን እሱ እዩ።

ናይ ውጭ ንጊዲ ቢሩታት ኣብ ከተማና መቐለ ንየውኡ እዮም ኢለውን ተናገር ንእሽተይ ኽብድ ይብለን እዩ ንምንታይ ሰሚዑ እዮውን ኣይፈልጥን እስኪ ዓፋ ዝዶ እሞ ከም ተምሃሪ ናብኡ ዓይነት ነገራት ኣይበጻኹን።

ብዛዕባ ናይ ውጭ ንግዲ ቢሮታት ንኣዓሊል የኾንስ ንኣምረይ ዘይኾንስ ምስነይ ሓፍተይ ንሓወይ ንኣቦ ዋላ ጠይቖዩስ ታይማለት ኢና ውጭ ንግዲ ውጭ ንግዲ ሃመይ ገይሩ ኣብ ውሽጢ ዓዲ ክህሊ ይኽእል ኢሉኒ።

ናይ ጸባ ምሕርቲ ስዓት ቦታታት ዝኾኑ ሓደ ሰብዓ ካሬ ፡ክልተ ዓሠርሸሞንተ ፡ሠለስተ ዓሠርሸዋዓተ፡ ዓርባዕተ ኣድሐቂ፡ ሓሙሽተ ቐደማውያነ ፡ሽድሽተ ላጭ ዮም።

ናይ ውጭ ንግዲ ብርታት እና ናይ ገንዘብ ድብውጥ ቲዮስኪታት እዝ ነገር እኳ ንእሽተይ ክርድ ዩል ዩ ንምግላጹ ንምንታይ ምንም ዓይነት ፈሳብ ኦር ካይ ከም ዝብሎ ዙሕቶውን ክርድኦ ኣየኸርኹን።

ካብዞም ናይ ውጭ ንግዲ ቢሩታት ሓደ ዝኾነ ቆርያ ናይ ብሮ ንግዲ ላብ ማእኸል ከተማ ቤትኃዘር ከብ ኸውን ሱደሞ ሓደን ፍሉጥን ዝኾነ እዩ።

ካብዞም ናይ መኪና መሰጢ ማእኸል ቡታታት ዝኾነ ሓደ ኣብ ንግሥቲ ሕንፃ መሣርያ ዝርከብ እንተኸውን ዝቡታትስዶሞ ንልተ ወስነ ጊዜታት ኣይሕድሳት ዝርከብ ይኸቡን።

ናይ ማይ ኣገርግሎት ና ማይ ኣገልግሎት ኻብዞም ናይ ሕዝቢ ኣገልግሎት ሓደ እትኸውን ኣብ ከተማና እቐለን ኣብ ክልልናት እትግራይን ሕጽረት ኣለዎ ሕጽረቱ ድማ ዝከዓ ኽዝክፍታሕ ይኸኣልን።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

ናይ መኪና መሸጢ ቦታታት ኢልካ ንክትናር እኳ ዋላካ ንእሽተይ ኽብድ ይበል ግን ንቀፃሊ ክህልዩ እዮም ኢኻ ዝሕሰቡ ቦታታት ኣለዉ ሶምዶሞ ሓደ ሰብዓካሬ ኻልእደሞ ኣብ ኻልእ ኽነግረካ።

ኣብ ማይ ኣቕረቦት ወይዶ እሞ ኣብ ናይ ሕዝቢ ኣግልግሎት ሓደ ዝኾነ ናማይ ኣገልግሎት ክፍትሕ ይኸኣልን ዋላ እኳ ሕዝቢ እናጠራዐ እንተሃለየ መንግሥቲ ድዩ ዘይበጽሖ ወይስ ጭላድዩ ኢሉእሞ ስቃኸ ዘይ ትፈልጥን።

ካብ ናይ ሕዝቢ ኣገልግሎት ሓደ ዝኾነ ናይ ኤልክትሪክ ከምቲ ዝገለጽክዎ ምቁርራጽ ዋላኳ ጥራሕ እንተይኾነስ ኣብ ክፍሊትለለዎ ኣወሃህባ ብጣዓሚ ዝኸበድና ምግላጹ ዝኸብድ ሓደ ዝኾነ ናይ ህዝቢ ኣገልግሎት እዩ።

ናይ መኪና መሸጢ ቦታ ዝኾነ ኻሊእ ቦታ ክገልፅ እንትሙክር ስሙካ ብኣግባቡ ኣፈልጥክወን። ግን ኻሊእተወሳኺ ኣሎ እሱ ደሞ ኣብ ከባቢ ገዛ ገረስላሰ ሓድሽ ህንጻ ዝርከብ እዩ።

ኻደ ደ ሞ ፍሉጥ ዝኾነ ኣብ ከትማ መቓልና ብጥዓሚ ፍሉጥ ልኾነ ናይ መኪና መሸጢ ቦታ ሓፀዮሐንስ ፊትኒፊት ዝርከብ ሓድ ሽንጻ እዩ እሱዶሞ ብፊልሞን ወይድሞ ብኣየ እልተሠርሐ የኸበን።

ካብዞም ናይ መኪና መሸጢቦታታት ሓደ ዝኾኖ ደሞ ፊላ መሸጢ መኪና ይበሃል። እዚ ቦታ እሱ ኣብ ፍሉጥ ልኾነ ቦታ ኣብ ማእኸል ከተማ መቀለ ዝርከብ እንተኸውን ብዙሕ ዓይነት መኪና እንረኸበሉ ይኸውን።

ኸምዚ ዝመስለኒ ርሊስቴት ማለት ልክዕ ከም ሰብዓ ካሬ ሰብዓ ካሬ ንብዙኃት ሰባት ከኪ ሰብዓካሬ መሬት እናሃበ ኣብ ዘለዎ ጊዜ ብዙኅ ሰብ ካብ ገዛከር ኣይ ገልጊሉ ናብ ገዛለ ለእተየ እዮ።

ሪልስተይት ብመልከዕ ሓድሽ መንፈስ ኾይኑ እንትመጽእ ዕላምኡ ዶ እሞ ንዞም ሰባት ገዛ ንዘይብሉ ሰብ እና ንቐጻሊ ገዛ ንክህልዮም ተብሂሉ ተሓሲቡ ዝወፀ ነገር እዩ።

ካብዞም ናይ መሽጢ መኪና መእኸል ስኾነ ሓደ ኣብ ፊትንፊት ንግሥቲ ሕንጻ ዘርከበንተኸቡን ሓደሽትን ዘመናውን ዋጋን ኣተጸናመካይን የሕስ።

ካውዞም ናይ ጸባ ምህርቲ ስዓት ዝኾነ ሓደ ፍሉጥ ለኾነ ስሙካ ዋልይፈጦ ፍሉጥ ለኾነ ኣብ ዓሠርሸምሞንተ ዘድቀብ ዓሠርሸሞንታ ኸይድካ ዋላካ ብዙሕ ዳጸባ የሃሊ ዝዳጸባ ኣበይ ድዩ ቲ ይልኸዮም ናብ ዛሓንቲ ልኾነ ዳጸባ እዮም ልወስዱኻ።

ሪልስቴት ኣብ ከተማ መቐለ ብፍሉይ ዝኾነ መልክዕ እናተዘጋጀየ እንትኸውን ብዙሓት ወይ ድማ ብርክት ዝበሉ ባዓል ሃፍትታት ኣብ ምስታፍ እንትርከቡ ናይ ድኻ ዝኾነ ማሕበረሰብ ሓገዝ ክኸውን ሓገዝ ክከውን ተባሂሉ ዶሞ ይሕስብ።

ሪልስቴት ጥቕሙ መናበሪ ጥራሕ ዘይኾነስ ገሩዋውቲ መምፂኢ ፍቕሪ ቤተሰብ ልፍጠረሉ ቦታ ማለት ንኣብነት ጐርቤትኻ ኣብ ጐንካ ኾይኑ ተሓጋጊዝኻ ትሰርሕ ተለኻ ለሎ ፍቕሪ ብጣዕሚ እናዓንበረ ዝመፅ እዩ።

ኣብ ሃገርና ኢቲጴያ ብፍሉዩዶ እሞ ኣኸተማና መቓለ ብዙኃት ዓይንታት ርልስተት ተጣሸም ኣሉ ካብዞም ብዙኃት ሓደ እንት ግለጽ ኣብ ማእኸል ከተማ መቓለ ቓዳማዊያነ ዝርከምን ትኸውን ስሙደሞ ፍሉብዝኾነ ማኅበር ርልስተት ተብይሉ ይፍለት።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

ካብዞም ናይ መኪና መሸጢ ቡታታት ሓረ ዝኾነ ኣብ ሰብዓ ካሬ ተብሂሉ ዝፍለጠ ሓድስ ሕንጻ ዝርከብ ይኸውን ዝሕንጻሱ ብተመሣሣሊ ሃምኒ ብዋይድ መኪና ዝኃዘ የኸውን።

ኣብ ዓድና ወይደሞ ኣብ መቐለ ካብዞም ፍሉጣት ልተብሃሉ ሪልስቴት ሓደ ኣርበዕተሚእቲሽሕ ካፊልካ በብወርሑ ናይ ዓሠርተሽሕ ቕርሺ እናኻፈልካ ትውድኦ ልኾን እዩ።

ካብ ናይ ሕዝቢ ኣግድግሎት ዝኾነ ሓደ ናይ መንግሥቲ ትምህርቲ ቤታት ይኸዉን ኣብ መቐረ ዝተፈላልዩ ዓይንታት ትምህርቲ ቤታት ኣለዉ ካኦም ሓደ ድሞ ፍሉጥ ኣብ ማእኸል ከተማ መቐለት ዝርከብ ኻፀይ ዮሓንስ ቤት መርቲ ይኸቡን።

ካብዞም ናይ መኪና መሸጢ ቦታታት ማእኸል ሓደ ዝኾነ ዲስኮ መሸጢ መኪና ይበሃል። ዲስኮ መሸጢ መኪና ናይ ኤሌትሪኽ መካይን ዝርከብሉ እዩ።

ናይ ጸባ ሱቓት መብዛሕቲኡ ኣብ ውስናት ቦታ እንተኾኑ ውስናት ክብል ከለኹ ዞም ፍልጣት ልኾኑ ቦታ ይርክ ንኣብነት ኣብ ዓሠር ሸውዓተ በዝሒ ዓሠርተ ሓሙሽተ ወይም ልዕሊኡ ዳጸባ ኣሎ።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

ኣብ ዓድና ካብ ናይ ውጭ ነግዙ ቢሩታት ሓንቲ ዓይነት መፍትሒ ክነግኒ ኢና ኢሎም ኣይኣምኑይ ንምንታይ መዙኃት ጊዜ ዝኾነ ነገር ተተጋጢሙ ናምንታይዮም ዝጐዩ ናብ ጥርዓን ናብ ቀበለ።

እምበይ ኸ ይጥርጥርለኹ ኮ አየ ከመይ ጌይሩ እዩ ናይ ውጭ ንግዲ ኣብ ማእኸል ዓድና ኸህሊ፡፡ ውጭ እንትብ እንትብል ተሎ ካብ ዓድና ወፃኢ ድዩ ዝብልዘሎ ወይስ ኣብ ዓድና ውሽጢ ኾይኑ ግን ናይ ውጭ ንግዲ ቢሮታት?

ኣብ ክልልና ትግራይ ዋላኳ ብዙኅ ዓይነት መኪና ምሰጢ ብታታት ኣይሃሉ ካብዞም መኪና ምሸጢ ጕታታት ዘለዉ ኣብ ዓድና በቲ መጣጣን ዋጋና ጽብቕ ጽፈፍለለዋጋ የርከብ።

ብተወሳኺ ዋላ እኳ ብዙሕ መኪና መሸጢ ኣብ ዓድና ኣይሃሊ፣ ኣብ ከተማ መቐለ ወይ ኣብ ትግራይ ኣብ ኻሊእ ቦታታት ዶሞ ኣለዉ፡፡ ልክዕ ኸም ኣዲሰ ኣባባ ፣ሃረር እና ኻልኦት ዓድታት፡፡

ኣብ ዓድና ወይ ንደሞ ኣኸትና መቐለ ወይም ኣብ ክልል ትግራይ እስከዕ ሕዚ ሓደ ዓይነት ናይ ውጭን ንግዲብሩታት ኣለዉ እዮም ኢልና ኣይንኣምንን ሕዝቢ ደሞ እሥካዕ ሕዚይ ኣብ ጥርዓንን ምንጋርን ይርከብ።

ካብዞም ናይ ጸባ ምህርቲ ሥዓት ዝኾነ ሓደ ኣብ ዓሠርተ ሽዉዓተ ማኣኸል ዕዳጋ ድርከብ እንትኸውን ብዝደጋጊ ኹነታ ግን ስሙኳ ዋል ኣይፍለጦ ግን ፍሊይ ልበለና ፍሉጥ ልኾነ ቦታ እዩ።

ካብዞም ናይ ህዝቢ ኣገልግሎት ንእሽተይ ኽብድ ዝበለ ኣቀራርባ ዘለዎ ደሞ ሀፄ ዮሀንስ ቤት ትምርቲቤት እዩ። ሕጉ ብጣዕሚ ኽርር ዝበለና ካብ መምህራን እውን ዘይትግበር ግን ካብ ቶምሃሮ ትፅቢት ዝግበር እዩ።

ናይ ህዝቢ ኣገልግሎት ኣብ ማእኸል ከተማና መቐለ ኣብዚ ከባቢ እኳ ኢሽተይ ሕይል ዝበለና ንምንጋሩ ኽብድ ዝበለ ይኸውን ካብኣ ውሽጡዶሞ ቤትትምህርቲ እዩ።

ሪሊስተት ማለት ግዝያዊ እንትኸውን ዓሠርተሽሕ ክትኸፍል ተለካ ግዝያዊ ገዛ ክራይ ይበሃል ንምንታይ ዓሠርተሽሕ ኢካ ትከፍል ዘለካ ወርሕ ወርሕ ግን እሱ ነገር እናዳታዓቆረ ክኸተሎ ኣብ ዓመታት ለምጾ ገዛ ሓደ ሓድሽ ዝኮ ነ ገዛ ማለት እዩ።

ዩዩዩይይእካብ ናይ ውጭ ንግዲ ቢሩታት ሓደ ዝኾነ ኣበበ ናይ ውጭ ንግዲ ብረዑን ትኸውን ተስፋናዶእሞ ኣብኡን ኣብኡን ጥራሕ ትኸውን ንምንታይ እሳ ሓንቲ ድርጅት ጥራሕ ኣለና የለ ስለ ዝኣምን እይ።

ናይ ውጭ ቢሩታት ኣዓድና ኣለዉ እዮም ኢለክናገር ንእሽቲ ኽብድ ብለኒ ንምንታይ ሓደ ኣፍሉ ጠይብለይ ኻልኣይ ንምንታይ ዮም ዓዓድና ውሽጢ ናይ ውጭ ቢሩታት ክህልእዩ ኢለ ክሓስብውን ይኸብደንብሎ።

ናይ ውጪ ንግዲ ቢሩታት ኣብ ከተማና መቐለ ወይ ደሞ ኣብ ክልልና ትግራይ ከሙኦዶሞ ኣብ ሃገርና ኢትዮጵያ እኒአውኡ እዮም ንምዋሉ ንእሽተይ ኽብድ ይብል እዩ።

እንዳ ፀባ ሽቋት ብጣዕሚ ግዙፍና ብዙሕንዝኾነ ዳፀባ ኣብ ከተማ መቐት ጥራሕ ኣሎ ንምንታይ ዒላምኡ ድሞ ፀባ ከም ዘንፈልጦ ብዙሕ ዓይነት ፕሮቴንን ካልኦትን ንጥረ ነገር ዝሓዘ እዩ።

ዳምሒራ ወይም ደሓድጉ ኣቕሑ ብምንታይ ይፍለጥ እንትበሃል ብጽፈት ኣቕሓ ብበዝሒ ዓማዊ ኢሉ እዉን ብዘቕርውዎ ኣቕርወት ን ዓሚል ዝህብዎ ክብሪ ዝፍለጥ እዩ።

ሓቂ ንምንጋር ኣብ ከተማና መቐለ ወይደሞ ኣብ ክልልና ትግራይ ንዘይልምሕሻይ ልኣክል ናይ መኪና መሸጢ ቦታታት ብዙሕም ኣይርከቢ ምኽንያቱ ሃፋትም ብዙኃት የለዉይ።

ካውዞም ፅቡቕ እና ፅፉፍ ልተብሃሉ ፃባታት ልሕዝ ሓደ ኣበበ ይበሃል። ኣበበ ዓውይን ፅፉፍን ደስ በሃሊ ልኾነ እና ፍሉይ ዳፀባ ዘይኾነስ ዳቢራ ዝመስል ዳፀባ ኣለዉ።

ብልስተይት ኣብ ከተማና ከተማ መቐለ ወይንዶሙ ኣብ ክልልና ትግራይ ብተወሳኺዶ እሞ ኣብ ክልልና ኢትዮጵያ ብዙሕ እኳ እናተጋነነ ዝኸት ነገር ዋላእኳ እንተይኮነስ ኣብ ዝኸዝሰዕታት ግን ብደንቢ እናጐልይ ዝርአ ዘሎ ነገር እዩ።

ኻፀይ ዮሓንስ ቤት ምርቲ ካብዞም ናይ ሕዝቢ ኣግርግሎት ሓደ እንትኸውን ናይ ሕዝቢ ኣግርግሎት እዩ ኢልኻ ንክቲ እናጋሩ ድሞ ንእሽተይ ኽብ ብን ንምንታይ ሕጊ ሕጉ ካብ ናይ እስርበይት ንእሽተይውን ኅዉሽ ዘይብልሕጊ ኣለ።

ኣብ ከተማ መቀለ ብዙሓት ናይ ጸባ ምህርትታት ዘለዉ ምእንቲ ሰብ ተጠቃሚ ተባሂሉ እዩ ግን ኣውዝኸዚ ጊዜ ሰብ ኣብ ጸባ ዘይኾንስ ኣብ ጾም እዩ እኒኦ ዕላምኡ።